ሕዚ እናራኣናይ እንርከብ ካፍቶም ኣትክልትን ኣሕምልትን ዝበሃሉ ሓደ ኾይኑ ሱሮም ካብዙሉ ዓይነት ዘራእቲ ሓደዩ ንስ ቐይሕሡር ናተበሃለ ዝፅዋዕ ዓይነት ዘርኢና ናራኣና።

እዝ እናራናዮ ንርከብ ባንዲራ ወይ ከዓ መፍለጢ ዝኾነ ናይ ጋንታ ወልዋሎ ዩንበርስቲ ዓድግራት እግሪ ዂዕሾ ተጭዎቲ መፍለጥዮም ዝኾነ ማሊያ ወይ ከዓ ኣርማ እናረአንያ ንርከብ።

እዞም እንሪኦም ዘለና መስሕባት ቱሪዙም ቱኹላት እምኒ ን ኣታዊ ፍልፍል እቶት ቱሪዙም እናኾኑ ዘገልግሎ እንትኾኑ። ኣበይ ከባቢ ይርከቡ?

እዚ ኣብዚ ምስሊ እንሬኦ ዘለና ናይ ሃይማኖታ ዓይነት ብኣመንቲይ እምነት ክርስትና ኦርቶዶኩስ ተዋህዶ ታወት ዓጁቦም እናከዱ ኢና እንሬእ ዘለና እና መእመናን እና ካሃናት እዩ።

እዚ ኣብዚ ምስሊ እንሪኦ ዘለና ንመስኖ ወይ ንልምዓት ዝውዕል ንጀርዲን ዝውዕል ኾይኑ ስሙ ድማ መትረብ እናተበሃለ ይፅዋዕ ማለት እዩ።

እዚ ኣብ ምስሊ አንርኦ ዘለና ባህላዊ ብልዕን መስተን ኮይኑ አብ ኣኹስም ዝርከብ ቤት ብልዕን መስተን ባህላዊ ኣዳራሽ ኣንቲካ ይባሃል።

እዚ ኣብዚ ምስሊ ንርእዮ ዘለና ከዓ ኣሕምልቲ ኮይኑ ፍረኦም ካብ ዝብልዑ ኣሕምልቲ ሓደ ኮይኑ ሽሙ ድማ ቀይሕ ሱር እንዳተብሃለ ዝፅዋዕ አሕምልቲ ኢና ንርኢ ዘለና።

እዚ ኣብ ምስሊ እንሪኦ ዘለና ዓይነታታት እፅዋት ጨና ኣዳም እናተብሃለ ዝፅዋዕ ዕፅዋት ኮይኑ ካብቶም ንመድሓኒት የገልግሉ እዮም ካብ ዝበሃሉ ዓይነታታት እፅዋት ሓደ እዩ።

እዚ ኣብዚ ምስሊ እንርእዮ ዘለና እንስሳ ኣድጊ እንዳተብሃለ ዝፅዋዕ እንስሳ ኮይኑ ናይ ገዛ እንስሳ ኣብ ገዛ እንስሳ ድማ ንመጓዓዝያን ንፅዕነት እንጥቀመሉ እንስሳ እዩ።

እዛ እንሪኣ ዘለና ዓይነት እንስሳ ካብፍትን ናይ በረኻ ዓይነት እንስሳ ተባሂላ እትፅዋዕ እንትኸውን ሽማ ከዓ እንታይ እንዳተብሃለ ይፅዋዕ?

እዚ አብ ምስሊ እንሪኦ ዘለና ብድምፂ ወያነ ዝተመሓላለፈ ኮይኑ ናይ ጀነራል ሰዓረ መኮነን ሜጀር ጀነራል ገዛኢ አበራ ናይ ኣስከሬን ምስናይ ዜና እንዳ ሓለፈ ኢና ንርኢ ዘለና።

እዚ እንዮ ዘለና ካብቶም መሠረተ ልምዓት ሓደ እንትትኾን ብ ተፈጥሮ ሃፍትን ማይን ዝርገሐ ዝግበረሉ ሠራሕቲ መሕጸቢ ኢድ ቦምባ ኢና ነራኣና።

እዚ ኣብ ምስሊ ንርእዮ ዘለና ሰብኣይ ፀጋይ በርሀ እንዳተባሃለ ዝፅዋዕ ቅድሚ ኣባይ ወልዱ ዝነበረ ናይ ትግራይ ፕሬዝዳንት ኮይኑ ንትግራይ ዘገልገለ መራሒ እዩ።

እናርኣናዮ ንርከብ ባንዴራ ወይከዓ ኣርማ ናይ ዝተፈላለይ ቲካላተ ኣርማ ኣለዉ እዙይ እንርእዮ ዘለና ናይ ሰላም ተቋም ኢቲዮጴያ ናይ ሰላም ድርጅት ኢቲዮጵያ ኣርማ ኢና እናርኣና ንርከብ ባንዴራ።

እዚ ናይ ሓደ ጛንታ ኩዕሶ እግሪ ናይ ጋንታ ኵዕሶ እግሪ ስሑል ሽረ ኣርማ መፋለጢ ወይ ካዓ መለለይ ኣርመን ይባሃል።

እዙ እንርኦ ዘለና ካፍተን ናይ ትግራይ ኣዉጪ ኾይነን ኣብወፃኢ ሃገር ኮይነን ብዙዓባ ናይትግራይ ዘኅልፋ ዜይና ዛራ ሚድያ እናተበሃለ ዘፅውዓ ሓደ ሚድያ ንእትኾን ብስታሊን ገብረስላሴ ዝውነን ሚድያ እዩ።

እዛ እንሪኣ ዘለና ሞስሊ ድማ ናይ መናእሰይ መዘናግዒ ኾይና ፑል እናተብሃለት ትፅዋዕ እያ። ናይ መናእሰይ ተእኪቦም ዝጻወቱላ ንብረት ወይ ድማ ኣቅሓ እያ።

እዚ ኣብዚ ምስሊ እንሪኦ ዘለና ኣብ ሃይማኖታዊ ቤተክርስትያን ኮይኑ ኣብ ገራዓልታ ኣካባቢ ዝርከብ ኮይኑ እንደ ኣብነ ማኣንታ ዝባሃል ናይ በዓቲ ቤተክርስትያን እዩ፡፡ ታሪካዊ ብመስሕብ ቱሪዝም ድማ ቡዙሓት እንዳመፁ ዝግብንይዎ ቤተክርስትያን እዩ፡፡

እዚ ሐዚ እናረኣናዮ ዝርከብ ብዛዕባ ፅንተት ዝተበተነ ናይ ህዝቢ ዞባ ምዕራብ ደው ይበል ኢሎም ህዝባዊ ፃዊዒት እናቅረቡ ካብ ዝርከቡ ህዝቢ እዚ በዚ በየናይ ሚድያ እዩ ዳ ተመሓላለፈ እዩ ዝርከብ?

ሕዚ እንድሮ ዘለና ካፍቶም ብዘበናዊ መልክዕ ዝሱርኁ ገዛን መንበርን ኣይነት ዝኾነ ብዘበናዊ መልከዕ ዝተተሠራ ህድም እናተዋል ዘጽዋዕ ዓይነት መንበሪ ገዛእናነረና።

ሐዚ እንርኦም ዘለና ቖልዑ ኣብ ቤት ትምህርቲ ተኣኪቦም ትምህርቲ እናተምሃሩ ዘርአን ዓይነት ምስሊና እናራአና እንርከብ።

እዛ እናራ እናርኸብይን ንርከብ ናይ ገዛ እንስሳ ኣድጊ እናተበሃለት ትፅዎዕ ዓይነት እንስሳ እንተኸውን ንመፃኛ ንጥቀመላ ዓይነት እንሰሳ ባህላዊ መፃዓኒ ንጥቀመላ ዓይነት እንስሰ አያ።

ሕዚ ናራኣናይ ንርከብ ካብቶም ናይ ትግራይ ተፈለጥ ሰባት ነታብሃሉ ጽውዑ ሢየወርሃን ሳሞራያኖስን ሰላምታ እናተለዋውጢና ንእንሪ ዘለለ

እዚ እንሪኦ ዘለና ምስሊ መስጊድ ነጃሽ እዩ ዝብሃል ኣብ ዉቕሮ ከባቢ እዩ ዝርከብ መስጊድ ናይ ኣመንቲ ሃይማኖት እምነት ሙስሊም እንትኾን ኣብ ዉቕሮ ከባቢ እዩ ዝርከብ።

እዙ እንልዮ ዘለና ካፍቶም ኣትክልትን ኅመልትን እናተዋሉ ዘጽዋዐ ሓደ ኾይኑ ኣብ ገጠራ መካብታት ዘወቅል ሽክና ንሽክና መሥራሕ ዝኸዉን ዓይነት እጽዋት ዓም ሃምናተዋሉ ዝጽዋዕ እዩ።

እዚ እንሪኦ ዘለና ኣብ ምስሊ በለስ እንዳተባሃለ ዝፅዋዕ ብፍላይ ድማ ኣብ ከባቢታት ዓዲግራት ውቅሮ ኣከባቢ ብጣዕሚ ንምግብነት ዝውዕል ዓይነት ተክሊ እዩ፡፡

እዙ ንሬኦ ዘለና ካብቶም ኣይነታት እስጶርት ናተዋሉ ጽውዑ ሓደ ኾይኑ ቖልዑ ዲቦ እንዳተ ጨዋትዩ ኢና ንሬ ዘለና ኸቢቦም

ሕዚ እናርኣናዮን ንርከብ ኣይነት እጽዋት ካፍቶም ኣሻኻት ኣይነት እጽዋት ሓደ ዝኾነ ሻንሽላ እንዳተበሃለ ዝፅዋዕ ዓይነት እፅዋት ኢና እናርኣና ንርከብ።

እዚ ን ዘለና ካብቶም ብዘመናዊ መልክዕ መጋየጽ እናተብሃሉ ዝሥርሑ ኣብ መርዓ ኣብ ክርስትና ዝስርሑ ዓይነታት መጋየጽና እነራና እንርከብ።

ካብቶም መሠረታዊ ግልጋሎት እናተበሀል ይፅዋዕ ሓደ እንትትኾን ነጋዳይ ፍርያቱ ዘቕርበሉ ገዛን ከዓ ቕርሽ ዝገዘሉ ኣዳጋ እናታዋለት ጽዋዕ ዓይነት መሠረታዊ ግልጋሎት ።

ሕዚ እናራእይና ንርከብ ዓይነት ሙዚቃ ናይ ትግራይ ናይ ትግርኛ ሙዚቃ እንትኮን። ኣርቲስት ኤደን ገብረስላሴ እናተብሃለት ኣብ መድረኽ ሙዚቃ እናተ ጨዋተት እና እንርእየ ዘለና።

እዚ ኣብዚ ምስሊ እዚ እንሪኦ ዘለና ኣብ ጥንታዊ ቤተክርስትያን ገዳም እንዳ ኣቡነ ኣረጋዊ ዳሞ ኮይኑ፣ እዚ ንሪኦ ዘለና ምስሊ መሰረታዊ ግልጋሎት ናይ ኣመንቲ እምነት ኦርቶዶክስ ተዋህዶ እዩ፡፡

ኂዚ እንርኦ ዘለና ኻፍቶም ኣትክልትን አኃምልት እናተበሃሉ ዝጽውዑ ዓይነታት ፍረ ሱሮም ብሱሮም ፍረ ዘፍርዩ ዓይነታት ኣትክልቲ ኢና ናራእናንንከ እዝ ንርገዘለ ናኸዖታም ሓደኻ ፃዕዳ ሽጕርትእናተውሃሉ ዝፅዋዕ ን መድኃኒት ኣጐሉለት ዘውዕል እዩ።

እዚ እንሪኦ ዘለና ዓይነት ሕርሻ ድማ ሰሊጥ እንዳተባሃለ ዝፅዋዕ ዓይነት ዝራእቲ ኮይኑ ፍልይ ብዝበለ ኣብ ከባቢታት ዞባ ምዕራብ ብሕሞራ ዳንሻ ኣከባቢ ብጣዕሚ ተስማዕማዓይን ቡዙሕ ፍርያት ክህብ ዝክእል ቦታ ሰሊጥ እንዳተባሃለ ዝፅዋዕ እዩ፡፡

እዚ እንሪኦ ዘለና ምስሊ ድማ ብሃይማኖታዊ በዓል ኣብ ብዓል መስቀል መናእሰያት ተኣኪቦም ሽቦ እንዳበሉ ወይ ኽዓ ሆ እንዳበሉ ታቦት እንትዕጅቡ ዘርኢ ምስሊ እዩ።

እዙ ኂዚ እናርኣናይ ነርቀብ ኣብዝግራይ ካብቶም ፍሪእኦም ዘብልዑ ዓይነታት ኣትክልቲ ሓደ ንትኾን በለስ እናተዋለ ዝፅኡ ዓይነት ተኽሊ ኣዊካባዊ ዓድግራትን ካውዩን ብርክት ዘበለ ዘወቅል እንትኸውን።

ሕዚ እናራእናይ ንርከብ ኣብ ትግራይ ካብቶም ኣለዉ ዝተውሃል ጐወታት ንመስህብ ቱርዝም ዝውዕሉ ሠንሰለታዊ ገዉታት ዘለዉን ተኾኑ ትግራይ እዙይ ንሪኦ ዘለና ድማ ሃደ ካባቶም እዩ፡፡

እዚ ኣብ ምስሊ እንሪኦ ዘለና ኣብ ውሽጢ ኦርተዶክስ ተዋህዶ ቤተክርስትያን ኣመንቲ ክርስትና ዝግልጋልሉ ውሽጣዊ ክፋል ቤተክርስትያን እዩ፡፡ አብዚ ውሽጢ እንሪኦም ዘለና ዓይነት መሳርሒ ሙዚቃ ናይ መዝሙር በዓል ከበሮ ንርኢ ኣለና ማለት እዩ፡፡

ሕዚ እናርኣናዮ ንርከብ ካብቶም ናይ ዓለማ ኣቀፍ ተራድኦ ድርጅት ዝኾነ ናይ መንሲዲንስ ዝተብሃለ ዝጽዋዕ ዓይነት ትካል ባንዴራ ኣርማ መለለይ ኢና እናርኣና ንርከብ::

እዝ እንርዮ ዘለና ኻብቶም ታሪኻዊን ጥንታዊን ኣስማውያን ዝርከቦም መስዕዩ ትሪዙም ሓድኾይኑ ዝርከወሉ ቦታ ኸዓ ኣብ ካባቢታት ኣኽሱም ዝርከብ።

እዚ ኣብ ምስሊ እንሪኦ ዘለና ከዓ ናይ ገዛ ኣቁሑት ኮይኑ ን ፈርኔሎ ወይ ከዓ ንምግቢ መስርሒ ቡና መስተይ እንጥቀመሉ ሓዊ ጌርና እንጥቀመሉ ኣቅሓ እዩ ማለት እዩ፡፡

እዝ ንሪኦ ዘለና ጥበብን ባህልን ካፍቶም ብለኻ እናታዋለ ዝጽዉዐ ኣይነት ጥሠሕቲ ጠዉኢድ ሓደ እንተዉን ሽሚ ኸዓ መሽረፈት ናተዋለ ዝፅዉዐ ኣይነት ጥወ ምበሃልን::

እዚ እንሪኦ ዘለና ዓይነት ካብቶም ዓይነታት ስፖርታዊ ፀወታ ሓደ ኮይኑ ቆልዑ ከቢቦም ሓንቲ መምህር ኣብ ማእከሎም ኮይና እንዳፃወተቶም ከምዘላ ዘርኢ ዓይነት ምስሊ ኢና።

ኣብ ትግራይ ካፍቶም ኣለዉ ዝበሃሉ ዓይነት ዘይናኣውታር ወይ ከዓ መራኻዊ ሓፋሽ ዝኾነ ድምፅወያን ናታውለት ጽዋዕ ብዛዓ ብሕጊ ሰላም ሕዙ ትግራይ ዘይና እና መሓላ ለፈይና እናረእና ንርከብ።

እዚ ንሪኦ ዘለና ጀነራል ካብቶም ትግራይ ዘፍርየቶም ተፈለቲ ጀነራላት ሓደ እንትኾን ሽሙ ኻዓ ጀነራል ሰዓረ መኮነን እንዳተብለ ዝጽዋዕ ዉሪ ሓላፊ ነይሩ።

እዚ ኣብ ምስሊ እንሪኦ ዘለና ዓይነት መሳርሒ ሙዚቃ ኮይኑ ሳክስፎን እንዳተባሃለ ዝፅዋዕ መሳርሒ ሙዚቃ እዩ፡፡ ብድምፂ ብትንፋስ ካብ ዝሰርሑ ዓይነታት መሳርሒ ሙዚቃ ዝምደብ ሙዚቃ እዩ መሳርሒ ሙዚቃ እዩ፡፡

እዚ ኣብ ምስሊ እንሪኦ ዘለና ተምሃሮ ኣብ ክላስ ብልምዓት ጉጅለ ኮይኖም እናተረዳድኡ ወይክዓ ትምህርቶም እናተከታተሉ ዘርኢ ምስሊ ኢና እናረኣና ንርከብ፡፡

ሕዚ እናራኣናያ ምርከብ ካፍቶም ኣብ ትግራይ ኣለዉ ዝበሃሉ ሙዚቃኛታት ዝኾነ ሳምሰም ገብሮኪሮስ እናተውሃለ ዘጽዋዕ ኽንድሽሕ ዝብልዓይነት ሙዚቃ እናተጫወተ ልርከብ።

ኣብ ምስሊ ንርእዮ ዘለፋና ዓይነት ስራሕ ደቀቕትን ኣናእሹተይን ሸቐጣ ሸቐጥ ዝባሃል፣ ዝተፈላለዩ ዓይነት ኣቑሑትን ዝሽየጠሉ ደቀቕትን ኣናኣሹተይን ኣቑሑት ዝሽየጥሉ ሸቐጣ ሸቐጥ እዩ።

እዝ እንዶ ዘለና ኣብ ትግራይ ዝርከብ ናይ ኣመንቲ እምነት ሙስልም መስኪድ መስጊድ ኣልነጃስነተታልፅዋ ኣውካዊ ምቑሮ ዘርከብትሆን ኣብዝ ነበር ዝኃለፍዋናብ ናይ ትግራይ ብዝ ፀሖ ደውዳብ ፈሪሱ እንኮለን በለ።

ካፍቶም ኣብ ቤትምህርቲ እንጥቆመሎም ዓይነት ኣቅሓ እንዳርኣና ንርከብ ሹምኻ መጥፊ ወይከዓ መደምሰስ እናታብሃለ ዝጽዋዕ ዓይነት ንብረትና እንዳረኣና ንርከብ።

እዚ ኣብዚ ምስሊ ንሪኦ ዘለና እፅዋት ቲሓግ እናተብሃለ ዝፅዋዕ እፅዋት እንትኮን እናተስፋፍሐ ምድሪ ንምድሪ ዝከድ እፅዋት ኣዩ ማለት እዩ። ሳዕሪ ነገር ሳዕሪ እዩ።

እዝ እናራናያ ንርከብ ናይ ካፍቶም ናይ ገዛ ኣቕሑ ዝኾኑ ሓደ ንትኾን ካፍቶም ንቡና ምሣርሒ ንጥቖመሎም ዓይነት ሓዲኾይኑ ሸምኸዓ ጀወና ኣንዳተሃለ ዝጽዋዐ ኣይነት ኣቕሃዩ።

ሕዚ እናራና ንርካ ካፍቶም ንወዲ ሰብ መሠረትወጕልጋሎት እናተዋለ ጽዋ ሓደ ኢንዱስትሪ ናይ ፋውሪካ መሶ ስምንቶ ኢናነራና ንርከብ።

ሕዚ እናርኣንዮም እንርከብ ኣብ ኣመንቲ እምነት ክርስና ኦርተዶክስ ተዋሃዶ ቅዱስ ቤተ ክርስቲያን ዝርከብ መስቀልና ስእል ንዋይ ቅዱሳን እና ነርኣና እንርከብ

እዚ ኣብ ምስሊ እንሪኦ ዘለና ዓይነት ስራሕ እንዳ መስተካከሊ ፉሩጃት መዝሐሊ ነገራት ዘለዎ እንዳፅገና ወይ ከዓ እንዳ ኤሌክትሮኒክስ ኢልና እንፅዎዖ ቦታ እዩ ማለትእዩ ፡፡ናይ ፉሩጅ ናይ ዝተፈላለዩ ነገራት መስተካከሊ ማለት ፡፡

እዚ እንሪኦ ዘለና ካፍቶም ዓበይቲ ዓይነት እፅዋት ሓደ ኮይኑ ሽሙ ክዓ ዳዕሮ እንዳተብሃለ ዝፅዋዕ ዓየነት እፅዋት ኢና እንዳራኣና ንርከብ።

እዙ ኂዚ እንድ ዘለናኻፍቶም ኣትክልትን ኣኅምልትን ሓድኾይኑ ኣ ከም ቖላምያ ካባዊታት ዘወቕል ኣይነታት ፍረኾይኑ ሹሙኸ ሕሙር እናተባኡላ ዝጽዋዕ ዓይነት ፍረ እዩ።

እዚ እንሪኦ ዘለና ምስሊ ሃይማኖታዊ ምስሊ ኦርቶዶክስ ተዋህዶ ኾይኑ ካህናት ናብ ሩባ ወሪዶም ጥምቀት ከጠምቁ ተለው እዩ ዘርእየና ዘሎ ዝምስሊ እዚ ማለት።

ሕዚ እናራነዮ ንርከብ በቲ ዝነበሪኣው ትግራይ ጶሎጥካዊ ከሙኡታት ሕዝቢ ምዕራብ ተሰዲዱ ፍቕዱ ናይ ተፈነቓል መነሪ ይነብር ስለ ዘለ ጽንተት ዝተወትን ሕዝቢ ትግራይ ዝዋ ምዕራብ ደው ይበል ናበሉ ናወልዮም ሰላም ኣብ ሰልፊ ይቦት የምበሎ።

እዚ እንሪኦ ዘለና ምስሊ ድማ ካብ መኪና ልስሉስ መስተ ናብ መካዚኖ እንዳውረዱ ንምክፍፋል እናውረዱ ዝክዝንዎ ከም ዘለዉ ዘርኢ ምስሊ እዩ፡፡

ኣብ ትግራይ ካብ ዝስርሑ ዓይነታት ኣልኮላዊ መስተ ብባህላዊ መንገዲ ዘሥራሕ ኣልኮላዊ መስተ እንትኸዉን ኂዚ እናርአናዮ ንርከብ ሥዋ እንዳተብሃለ ዝጽዋዕ ዓይነት መስተ ኢና እናርአና ንርከብ።

እዚ ኣብ ምስሊ እንሪኦ ዘለና ዓይነት መሳርሒ ጉጤት ወይ ከዓ ፒንሳ እናተባሃለ ዝፅዋዕ ዓይነት መሳርሒ ኮይኑ ንስራሕቲ ኤሌትሪክ ዝርግሐ እንጥቀመሉ ዓይነት መሳርሒ ንብረት እዩ፡፡

እዚ ሕዚ ንሪኦ ዘለና ካብቶም ባህላዊ ፀወታታት ህዝቢ ትግራይ ኣሸንዳ እንዳተባሃለ ዝፅዋዕ እንትከዉን። እዚ ኣበይ ከባቢ ዝፅወት ዓይነት ፀወታ እዩ?

እዙ እንርኦ ዘለናዓ ዓይነት እጽዋት ካፍቶም ፍሪኦም ዘውሉዑ ዓይነታት እፅዋት ሓደ ኾይኑ ካዘሚር ናተዋለ ዘጽዋዕ ዓይነት እጽዋት ኢና ነራናንልክል።

እዚ ኣብ ምስሊ እንሪኦ ዘለና ዓይነት ሕርሻ ዝብሃል ኮይኑ፣ እዚ ብመስመር ካብቶም ዝተዘርኡ ብዘመናዊ መልክዕ ዝተዘርኡ ዓይነት ዝራእቲ እና እናረኣና ንርከብ፡፡

ሕዚ እንድርገም ዘለኒ ኻፍቶም ዓይነታት ኣልኮላዊ መስተ ሓደ እንትትኸውን ከም ኣረቂ ጉደር ዝኣመሰሉ ዓይነታት ኣልኮላዊ መስተ ኢና ንርኢ ዘለና።

እዚ አብዚ ምስሊ እዚ ንሪኦ ዘለና ናይ ሞባይል ስልኪ ባትሪ መምልኢ እዩ ወይ ከዓ ቻርጀር እናተባህለ ዝፅዋዕ አቅሓ ናይ ኤሌትሪኒክስ ኮይኑ ንሞባይል ባትሪ ቻርጅ እንገብረሉ እዩ፡፡

እዚ እንሪኦ ዘለና ወዲ ካብቶም ዓይነታት ኣሰራርሓ ፀጉሪ ዝተሰርሐ እንትከውን፣ እንታይ ዓይነት ኣሰራርሓ ፀጉሪ ተሰሪሑ ኣሎ?

ሕዚ እናርኣናይ እንልከብ ጥበብ ካፍቶም ሥርሓቲ ኢድ ዓይነት ጥበብ ብዘተሠርሐንትኾን ብላኻ ሠርኁ ኣይነት ይነ እናራአና ንርከብ ሽሞም ከዓ መሽረፈ፣ መኮስተር አናተበሃሉ ዝፅውዕ ኣይነት ሥርሓቲ ኢደ ጥበብ

እዙይ እንርዮ ዘለ ናውቲ ግራይ ባህላዊ ሙዚቃ ኸምዙይ ከዊካ ዝጭወት ኣይንት ሙዚቃ ኣብ ትግራይ ብፍላይ ከዓ ኣብ ከባቢ ዞባ ዋማኣኸል ዝውትር ዝኾነ ኣይነተ ጸወታ እዩ።

እዚ እናርኣናዮ ንርከብ ብኣመንቲ ክርስትና ሃይመኖት ኦርቶዶክስ ሃይማኖትሎኩስተሃዶ ዝምልኽሉ ቦታ ኣብ ኣኽሱም ፅዮን እናተበሃለ ዘጽዋዕ ርእሰ ኣድባረት ወጕደማት ኣኽሱም ፅዮን ቤተ ክርስቲያን ብር ኢና እናርኣነያ።

እዚ ኣብዚ ምስሊ እዚ ንርእዮ ዘለና ዓይነት መሳርሒ ካብቶም መሳርሒ ህንጻ ዝብሃሉ ሓደ ኮይኑ ናይ ገዛ ወይ ናይ መንበሪ ገዛ መፍቱሕ ገዛ እንቁልፈሉ እዩ።

እዚ እዚ እንሪኦ ዘለና ዓይነት ሙዚቃ እንትኸውን ባህላዊ ዓይነት ሙዚቃ አብ ከባቢ ራያ ከባቢኡን ዝዝውተር ዓይነት ሙዚቃ ኢና እናረእና ንርከብ ፡፡

እዚ እንሪኦ ዘለና ምስሊ መሰረታዊ ኣገልግሎት ኮይኑ ተምሃሮ ኣብ ቤት ትምህርቲ ትምህርቲ እንዳተወሃቦም ዘርኢ ምስሊ እንዳ ረኣና ንርከብ፡፡

እዙይ እናርኣንያ ንርካ ብኣመንቲ እምነት ምስልም መስጊድ ነጊያስ እናታለ ዝጽዋዕ ኣብ ካባዊቕሮ ዘርከብ መስጊዱ ን ተኾን ብዘነረ ኲናት ዝመስጊድ ብኸቢድ መሣርሕተወቕዮ ናህሎ ዘር ምስልም ኣ ነኣርኣ ንርከብ።

እዙ ንርዮ ዘለነ ኣቲግራይ ካብቶም ተፈለጥቲ ተጋደልቲ ወይከዓ ጀነራል ሓደንትውን ሽሙኻ ጀነራል ምገወይ ሃይለ እናተሃለ ዘጽዋዕ ሓላፊ ናይ ፉል ኃይሊ እዩ።

እዚ እንርእዬ ዘለና ናይ ሓደ ትካል መፋለጢ ወይከዓ እቲ ትካል ታይ ታይ ከም ዝሰርሕ እንርእየሉ ዓይነት መፋለጢ እዩ ።

እዘን እንሪአን ዘለና ሰበይቲ ብትግራይ ቴሌቭዥን ናይ ሰዓት ሽድሽተ ቀትሪ ጥቅምቲ ሓደ ክልተ ዝሓሸ ዓሰርተ ሸውዓተ ዘቅርብኦዘመሓልልፋ ዘለዋ።

ሕዚ ናራእናዮ ንርከብ ካብቶም ዓይነታት እስፖርት ናተውሃሉ ዝጽዋዕ ሓደ ኾይኑ ንሱኻ በክሲ ወይከ ጕሥጢት ናተውሃለ ዝጽዋዕ ዓይነት ስፖርቲ ኢና እናራእናንርከብ ።

ኂዚ እንርእዮም ዘለና ኻፍቶም ናይ እንስሳ ዘቤየት እናተዋሉ ጽውዑ እንሳታት ከፍቲ ወይ ከዓ ኣለሓም ኣብዑር ርዋ ኣውሩ ኣወሪዶም ማይ እንዳሰተይ ኢና እንርኢ ዘለና።

ሀዚ እናራእናዮ ንርካብ ካብቶም ናይ ትግራይ መራኃቲ እናተውሃሉ ጽዉዑ ዘነሩ ፖልቲካዊ ፖርቲ ኣብ ውድብ ሕዋኃት ተጠሪፉ እናገድገለ ዘነረ ኣበይ ስብሓት እናትብሃለ ዝጸዋዕ ኣባል ዉዱ ሕዋኃት ዘነበረ ፖለቲከኛ እዩ።

ኂዚ እናራናዮ ንርከብ ሙዙቀኛ ሚላት ቀለመወርቅ እናተዋለት እቲጽዋዐ ሙዚቀና ብናይ ኣማርኛ ቐንቋ ተቕርቦም ደርፍታት እያ ትፍለጥ መላት ቀሎመወርቅ እትበሃል ማለት።

እዚ ሓዚ እንሪኦ ዘለና ካፍቶም ናይ በረኻ እንስሳት ሓደ እንትኸዉን፣ ካፍቶም ተስሓብትን ሰጎምትን እንዳ በልና ንፅዉዖ ሓደ ኾይኑ ሽሙ ኸዓ እንታይ እንዳተብሃለ ይፅዋዕ?

እዞም ንሪኦም ዘለና ዓይነት ሥራሕ ሠራሕቲ ስልኪ ዝዘርኩሕ ኾይኖም ኣብ ቴሌ ናተብሃለ ዝጽዋዕ ሠራሕቲ ስልኪ ዝርጋሐ ዝሰርሕ ሰባት እዮም::

እዝ ንሬዘለና ኻፍቶም ኣትክልትን ኃመልትን ፍራምሮን ሓደ ዝኾነ ፍሮም ኻውዘሉዑ ተኽልታት ሓደ ዝኾነ ለሚን እንዳትብሃል ዝጽዋዕ ዓይነት ፍረይ እንርኣኢ ንርከብ።

እዚ ኣብ ምስሊ እንሪኦ ዘለና ደርፊ ናይ ቴድሮስ ሓጎስ ደርፊ ህቡብ ኤርትራዊ ደራፊ እንትከውን ብናይ ኤርትራ ባህሊ ቢሌን እንዳተባሃለ ዓይነት ዝፃወትዎ ሳዕሲዒት እናረአና ንርካብ ማለት እዩ፡፡

ሐዚ ንሪኦ ዘለና ካብቶም መፅሓፍን ጋዜጣን ሓደ ዝኾነ ኣብ ናይ ኣርተዶክስ ተዋህዶ ቤተ ክርስቲያን ዝርከብ ብዛዕባ ሓደ ኃይለ ቃል እትገልጽ ዓይነት መጽሓፍ ኢና እናርኣነ ንርከብ።

እዘን አብዚ ምስሊ እንሪአን ዘለና ንእሽተያት ናይ ሰገን ውላድ ኮይነን ናይ በረኻ እንስሳት እናተብሃላ ዝፅወዓ ስገን እየን ዝበሃላ።

እዙ ንርያ ዘለና ብታሪካዊ መስሕብ ቱሪዝም ዙዕል ኣብ ካባዊ ኣኽስም ዝርከብ ናይ እምኑ ጽሑፍ ዘለዎ ቦታ እዩ።

ኣብቲ ግራይ ደቆኑስትዩ ንምጋጺ ዝጥቆማሎም ዓይነት መጋጺ ብዙሕ እንትትኾኑ እዙይ ኣብ ኂዚ እናርኣናይንርከብ ኣኢዳን ኣግሳዳን ኣሲራተ ዘላ መገያጽ ብወርክ ተሠርሐ መጋያጺ ደቆኑስቲ እዩ።

እዙ ታሪኽን ተፈጥሮን እንርዮ ዘለና ኣቦታት ካህናት ብእምነት ኣመንቲ ኦርተዶክስ ተውሃዶ ቅዱስ ቤተ ክርስቲያን መጽሓፍ ወይከ ወንጌል እናንበው ኢና ንርእዮም ዘለና ዘመንበረን።

ሕዚ እናራኣና ንርከብ መጽሓፍ መጽሕፍ ቅዱስ ንተኾን ብ ናይ ትግርኛ ቐንቋ ተተርጕም ዝቐረበ መጽሕፍ ቅዱስ ኢና እናራኣና ንርከብ።

ሕዚ እናርኣናይ ንርከብ ካብቶም ሕሪሻንግርናን ሓድ ኾይኑ ብዝረተዓትር ዝተሸፈነ ዓይነት ሕሪሻና እናርኣና እንርከብ።

ብሕዚ እንድ ዘለን ሓሪሻን ግሩናን ዝበሃል ኮይኑ ብመስመር ዝተዘርአ ኣኅመልቲ ኢና እናርአናንድቀብ ሹሙም ከዓ ገሞን ጥቕለል ጎመን እናተሃለ ዝፅዋዕ ዓዒይነት ተኽልዩ ብመስመር ተዘር።

ኣውደስ ትግራይ ኣብ ገጠራማ ካባብታት ብባህላዊ መጕዓ እዙይ እስካብ ሕዝ ዝጐዓእዙ ዓይነት ኅረት ሰብ ኣለዉ እዮም። ንሳቶም ድማ ባህላዊ መጕዓ ድማ ብኣድጊ ፣ብጊመል ፣ብበቕል ፣ብፈረሰ ፣ዝግበር ኾይኖም እዞም ንጋዘሎም ዘለና ኸዓ በቕሊን ፣ኣድግና ፣ግመል እዮሞ።

ሕዙ እናራኣናይ ንርከብ ካብቶም ብዘመናዊ መልክቕ ዝቕሩ በቲ ምግን መስተን ሓደ ዝኾነ ሆምላንድ ሁቴል ናተሃለ ጽዋዕ በይቲ ምግን መስተንና እነራናን።

ሕዚ ናራናራኣናይ እንርከብ ካብቶም ኣይነታትምጊ ሓደ ዝኾነ ሽሮ ብንጀራ ተቀሪቡ እንዳሃለ ናራኣና ንርከብ።

እዚ ኣብዚ ምስሊ ንሪኦ ዘለና ብዙሕ ሰብ ተኣኪቡ ኣብ ታሪካዊት ኣክሱም ከተማ እዩ ዝኒሀ። በዓል ሕዳር ፅዮን እንዳክበሩ ካብ ዝርከቡ ዓይነት ሰባት እዮም እዚኦም ።

እዛ እንሪኦ ዘለና ቦታ ኣብ ኸባቢ ገጠራማታት ትግራይ ዝርከብ ኮይኑ። ሸሙ ደም ህድም ተባሂሉ ዝፅዋዕ ብፍላይ ኣብ ከባቢ ገጠር ዝስራሕ እዩ።

ኣብ ትግራይ ካብቶም ኣለዉ ዝበሃሉ ዘይና ኣውታር ወይካ መራኸቢ ሓፋሽ ሓደ ዝኾነ ድምፂ ወያነ ተሌብዝን ብዛዕ ዋላ ቤት ምኽሪ ኸተማ መቕለይ ዘዕለፈ ዘላ ዘይናኢና እናርአና ንርኢ።

እዚ እንሪኦ ዘለና ምስሊ ናይ ገዛ ኣቅሑ ወይ ክዓ ናይ ቢሮ ኣቅሑ እንትኮን ናይ ቴለቪዥን መቀመጢ ወይ ክዓ ቲቪ ስታንድ ኢልና እንፅውዖ ናይ ቴለቪዥን መቀመጢ ናይ ገዛ ኣቅሓ ኢና ንርኢ ዘለና፡፡

ኣብዚ ምስሊ እዚ እንሪኦም ዘለና ዓይነት ምግቢ እንጀራ እናተባህለ ዝፅዋዕ ዓይነት ምግቢ ኮይኑ ኣብ ኢትዮጵያ ዝውቱር ዝኮነ ምግቢ ኩሉ ዝጥቀመሉ ዓይነት ምግቢ እዩ፡፡

ኂዚ ንርኣኦ ዘለና ኣብ ዓለምና ካፍቶም ኣለዉ ዝብሃሉ ዘይንኣውታር ዝኾነ ሓደ ድምፂ ኣሜሪካ እናተሃለት ጽዋዕ ዘይንኣውታር ብዛዓ ተ ፈነቐልቲ ዘኅልፎ ዘሎ ዘይና ያናረ።

እዚ እናርኣናዮ ንርከብ ካፍቶም ጥበብንባህልን ሓደ ኾይኑ ብራያ ከባቢ ዙውትር ዝኾነ ጥበብበህልን ሽክና ንጠስሚ መትሓዚ ዝሓዛ አይና ንናራእና ንርከብ

ሕዚ እንርኦም ዘለና ካብቶም ፍሮም ዘብሉዑ ዓይነታት እጽዋት ኮይኑ እዙ ኣብ አኽሱም ዩንቨርስቲ ግቢ ውሽጢ ዝርከብ ዓይነት እጽዋት ዓኹ እንዳተውሃለ ፅዋዕ ዓይነቲ እፅዋትና ነራእና

እዚ እንሪኦ ዘለና አዲታት ትግራይ ናይ ቅድም ክብል ባሀሊ ዝጥቀማሉ ዓይነት መጋየፅታተ እንትኮን እዚ መጋየፂ እንታይ እናተባህሊ ይፅዋዕ? ወይ ከዓ አበይ ከባቢ ይዝውተር?

እዚ እንሪኦ ዘለና ዓይነት እፅዋት ሽሙ ግራቤላ እንዳተብሃለ ዝፅዋዕ እንትኸዉን ን ከተማ መጋየፂ ወይ ክዓ ንፅላል ዝኸዉን ዓይነት እፅዋት እዩ።

ሕዚ ንርዮም ዘለና ካፍቶም ተፈለጥ ሥባት ተጋሩ ሓደ እንተኾኑ ዘመ አቦ ብእምነት ኦርቶዶክስ ተዋህዶ ዓብዪ ሥልጣን ዘለዎም ኣቦ እንተኾኑ ሽሞም ከዓ ኣባ ሠረቀ ኣብርሃን እናተብሃሉ ይጽዉኡ::

እዝ እንርዮ ዘለና ዓይነት ካፍቶም ዐይነታት ስጶርት ሓደ እንትኸውን እዝ እንርዮ ዘለና ኸዓ ዘላ እናተብሃለ ዝፅዋዕ ዓይነት ስጶርት ኢና እናረእና ንርከብ።

ሕዚ እናርኣናይ ንርከብ ናይ ሓደ ቲካል ኣርማ ወይቃ መፋላጢ እናራኣና ን ንርከብ ንሱ ኻዓ ናይ ፋብሪካ መሶቦ ስሚንቶ ኣርማ ዝኾነ መፋለጢ ና እናራናን

እዚ እንሪኦ ዘለና ምስሊ ኣብ ቤተ ክርስትያን ዝርከብ ኮይኑ ደወል እንዳ ተብሃለ ዝፅዋዕ ናይ ቤተ ክርስትያን መሥርሒ ኮይኑ ደወል ይብሃል። ኣብ ቤተ ክርስትያን እዮ ዝረከብ ማለት እዮ።

እዚ ንሪኦ ዘለና ካፍቶም ዓይነታት ስፖርት ብእግሪ ዝጭወት እግሪ ኩዕሶ እናተባህለ ዝፅዋዕ ዓይነት ፀወታ ንኽፃወቱ ናብ ሜዳ ይኣትዉ ተለዉ ኢና ጫወት፡፡

እዚ ናይ ህዝቢ ድምፂ ዝኮነ ዓይነት ዜና ቁፅሪ ሓደ ኮይኑ፤ ድምፂ ወያነ ትግራይ አብ ኩለን ናቁጣታት ሰላማዊ ሰልፊ ተመዛበልቲ ዝብል ዘርኢ እዩ፡፡

እዚ ኣብ ምስሊ እንሪኦ ዘለና ካብቶም ዓይነታት እፅዋት ኣውሊዕ እናተባህለ ዝፅዋዕ እፅዋት ኮይኑ ዝቦቑለሉ ዓይነት ቦታ ድማ ኣብ ከም ዶግዓ ዓይነት ቦታ እዩ ብጣዕሚ ፅቡቅ ኮይኑ ክዓቢ ዝክእል ኣውሊዕ እናተባህለ ይፅዋዕ ።

ሕዚ እናርኣናያ እንርከብ ዓይነቲ መጽሓፍ ንኽልተ ኢናባ ተመርዖ እትበል ፍቕራዊት ልበወለድ ዛንታ ዝኃዘት መጽሓፍ ኢና ናርኣና እንርከብ ደራስያ ጸጋብርሃን ጐይትኦም ዝተብሃለ ደራሲ ጽሒፍዋ።

ሕዚ እናራእናያ ንርከብ ካፍቶም መሠረተ ልማዓትናተዋለ ዝጽዉዑ ሓደ ኾይኑ ዝትካል ናይ ሓፀ ዮሓንስ ዝተሃለ ዝጽዋዕ ሓደ እትካል ቤቲ ምህርቲ ኢና እናራኣና ንርከብ።

እዚ ኣብዚ ምስሊ እንርእዮ ዘለና ቤት ምግብን መስተን ኣብ ኣክሱም ዝርከብ ኮይኑ ዓብይ ሆቴል ቤት ምግብን መስተን ያሬድ ዜማ እንዳተባሃለ ዝፅዋዕ ቤት ብልዕን መስተን እዩ።

እዚ ኣብ ፎቶ እንሪኦ ዘሎና ነጋዳይ ኮይኑ ናይ ደርሆ እናዘረ ዝሸይጥ ነጋዳይ ኢና ንርኢ ዘለና ። ዘወርቲ ነጋዶ ከምዚ ተሸኪሞም ይሸጡ እዮም ማለት እዩ።

ሕዚ እናርኣናዮ ንርከብ ናይ ሓደ ትካል ኣርማ ኢና እነርአና እንርከብ እዚ ከዓ ትግራይ ካፍቶም ኣለዉ ዝበሃሉ ትካላት ዓለም ትኾን ትእምት እናተብሃለ ዝጽዋዕ ወይ ትካል እግሪ ምትካል ትግራይ እናተበሃለ ዝፅዋዕ ትካል እዩ።

እዚ እንርዮ ዘለና ኣብ ልማዓታዊ ሕርሻ ዓዊ ኣበርክቶ ዘለወ እንትበዉን ሹምኻ መትረብ ወይ ከዓ ካናለ ናታዋለት ጽዋዕ ብዘመናዊ መልቀዕ ዝርአቲ ሕርሻ ንዘካይብስዋ ይጠቀም።

ቲግራይ ካብ ትፍሎጠሎም ካፍቶም ሠንሠለት ማ ጐወታት ሓደ ዝኾነ ንመስሒ ቱሪዙም ዝኸውን ሠንሰለት እማ ጐወታት ኢና ናይ ኣው ቲግራይ ዘድከብ ነርአና ንርከብ።

እዚ እዚ እንሪኦ ዘለና ካፍቶም ኣትክልትን ኣሕምልትን ዝተብሃሉ ዓይነት ዝራእቲ ኾይኑ ምሸላ ዳተብሃለ ዝፅዋዕ ዓይነት ዝራእቲ እዚ እንሪኦ ዘለና ምስሊ ምሸላ ባፂሑ ን ቁሩፃ ዝተዳለወ ዓይነት ዝራእቲ ኢና ዳርኣና ንርከብ።

እዞም ኣብ ምስሊ ንርእዮም ዘለና ኣባ ብሃማኖት እምነት ክርስትና ኦርተዶክስ ተዋህዶ ዓብዪ ኣባ ኾል ነይሮም። እዚኦም ኣባ ዘወንጌል ይባሃሉ። ኣብ ዓዲ ግራት ከባቢ እዩ ኣብ ዓሲምባ ዝባሃል ቤተ ክርስትያን እንዳባ ዘወንጌል ዝባሃል ቤተ ክርስትያን እንዳገልገሉ ዝነበሩ ኣባ እዮም።

ኂዚ እናራንይ ንርከብ ካብቶም ናይገዛኣቕሑ ሓደ እንትኸዉን ጥቅሙ መዘፈፊ ዝኾነ ነገር ንመዝፈፊ ንመጽፈፊ ንጥቀመሉ ዓይነት ኣቅሓ እዩ።

እዛ ሕዚ እናራእናያ ትርከብ ናይ ገዛን በረኻን እንስሳት ሓደ እንትኾን ንመንቀሊ ሕማም ዓሶ መማሓላለፊት እንትኾን ሽማ ኻዓ መን እንዳተባሃለ ይፅዋዕ?

እዚ እናራእናዮ እንርከብ ኣብ ካባቢ ዞባ ማእኸል ኣኽሱምን ከባቢኡን ባህላዊ ሙዚቃ ኸቢካ ዘሠሳዕ ሙዚቃ እ እንዳሣኣሣዓ እየ ይርክብ።

እዙ ነራእናዮም ንርከብ ካብቶም ኣው ዱ ንኳናት ሸየጡ ዝተዓሸጉዝ በሃል ዓይነት መጊና እነራእና ንርከብ እ ዝተዓሸግ ዓይነት ጸዋ እናተሃለ ብዘመናዊ መልከዕ ከም ብኅሩጭ መርከብ መልከዕ ዝቐር ዓይነት መስተይ እዩ።

ሕዙ እናርእንይ ንርከብ ኣብ ኣመንቲ እምነት ክርስትን ኣርተዶክስቶ ሃደ ቤተ ክርስቲያን ዘርከብ ኃይማኖት መስቀል ኂዞም ሓደ ኻህን ሓደ ቐሺ መስቀል ኂዞም ዘሪ ኣይነት ሥእል ኢ ና እናርአና ንርከብ።

እዚ እንሪኦ ዘለና ታሪካዊ ቦታ ኣብ ኣክሱምን ኣከባቢ ዝርከብ ታሪካዊ ቦታ ቤተ ክርስትያን እዩ እንዳ ኣቡነ የማእታ ድማ እንዳተባሃለ ይፅዋዕ፡፡

ሕዚ እንርዮ ዘድና ባህልንጠውን ኣብ ከባብ ራያ ዝውቱር ዝኾነ ኣከዳድና ባህላዊ ዝኾነ ከዳድናና እነራናን ምርከብ ሸሪጥ ዝበሃል ኣይነት ክዳንእዮምተኸኒምድርከሩ።

ኣብቲ ግራይ ካብቶም ጶሎቲካዊ ጳርትታት ሓደ ዝኾነ ኣርማይና እነራናንርከብ እዝ ኣርማ ናይ ሣልሳይ ወያን ኣርማ ጶልቲካዊ ጳርቲ ኣርማ እዩ።

ኣብ ትግራይ ካፍቶም ኣለዉ ዝተውሃሉ መዓኸናት ዜና ወይ ከዓ ዘይና ኣውታር ሓደ ዝኾነ ትግራይ ተሌብስን ብናይ ኣማርኛ ብናይ መደ ቋንቋ ኣማርኛ ዘመኃላልፎ ዜና ንርኢ ዘለና።

ሕዚ እናራኣነ ንርከብ መጋየጺ ከፍቶም ደቂ ኣንስትዮ መመላክዒ ወይከዓ መጋየጺ ዝጥቀማሎም ናይ እዝኒ ናይ ክሳድ ናይኢድ ብወርቂ ዝተሠርሐ መጋየጺ ገይራላ።

እዚ እንርእዮ ዘለና ናይ ናይ ገዛ ኣቁሑ ሓደ እንትከውን ካብቶም ንፀበሒ እንሰርሐሎም ዓይነታት ኣቅሓ ብረድስቲ እንዳተባሃሉ ዝፅዋዕ ዓይነት ኣቅሓ ኢና ንሪኢ ዘለና።

ሕዚ እናራና ንርከብ ባህላዊ ዓይነት ሙዚቃ እንትኾን ኣብከሃዊ ዘባ ማእኸል ዝዝውተር ዓይነት ጸወታ እንተኾን ከቢብካ ዝጭወት ኣይነት ሙዚቃ እዩ።

እዞም ሕዚ እናራእናዮም ንርከብ ካብቶም ዓይነታት ፀፅጥታ መክበርቲ ሓደ ኣካል እንትኮኑ ናይ ፀጥታ መክበርቲ ፍልይ ዝበለ ሹም ናይ እንታይ እንዳተባህለ ይፅዋዕ?

እዘን ኣብዚ ምስሊ እንሪአን ዘለና ደቂ ኣንስትዮ ናይ ሩባ ማይ ብጀሪካን እንዳቀድሓ ይርከባ እዚ ማይ ክዓ ናይ ቃላይ እዩ ዝባሃል እዚ ማይ ዝቀድሕኦ ዘለዋ ፡፡

እዚ ኣብ ምስሊ እንሪኦ ዘለና ዓይነት ኣርማ ወይ ክዓ መለለይ ኮይኑ ናይ ትግራይ ስፖርት ኣካዳሚ መለለይ ኣርማ ኢና ንርኢ ዘለና፡፡

እዚ እንሪኦ ዘለና ቦታ ኣብ ከባቢ ኣክሱም ዝርከብ ኮይኑ መዘናግዒ ወይ ድማ መናእሰይ ናብዚ ቦታ መፅኦም ዝዘናግዕሉ ቦታ ኮይኑ፣ ታሪካዊ ቦታ እዩ ፣ብደቀቅቲ ኣእማናት ተነዲቁ በቶም ናይ ቀደም ዝሰርሕዎ ዝነበሩ ንምርኣይ ዝተሞከረ ቦታ እዩ፡፡

እዙ እንር ዘለና ናብ ኅብረተሰብን ስድራን ይትኸዉን፤ ቅድምክል ወለድታትና ንመጥሕነ ዘጥቆምሉ ዝነበሩ ብኻብኦም ንተሠርሐ እዳጥሓነት እያ። ትርከብ ቈልዓ ጕን ኃዚዳን እዩ።

ሕዚ እናራንዮ ንርከብ ኣብ ኣመንቲ እምነት ክርስና ኦርተዶብስተውሃዶ ቤተ ክርስቲያን ኣብ ውሽጢ ቤቲ መቕደስ ዘርከብ ኣይነት ሥእልታት ስእሊ ቕዱሳና ናራአና ንርከብ።

እዚ እንሪኦ ዘለና ካብቶም ዓይነታት ስፖርት ሓደ እንትከውን ስፖርታዊ ፀወታ ኩዕሶ ኢድ ወይ ካዓ ኩዕሶ መርበብ እናበልና ኢና ንፅዎዖ፡፡

ሕዚ እናራኣና ያንርከብ ኣብቲ ግራይ ብፍሉ መልክዑ ንመግነት ዘውዕል ኣይነት ምጕይና ነራኣእናንርቀብ ሸምኻ ሓምባሻ እናትሃለት ጽዋዕ ካብ ሥርናይ ካካብ ፊኖ ሥራሕ ኣይነት ምግቢ ንረክብ።

እዚ እንሪኦ ዘለና ካብቶም ዓይነታት መጋየፂ ባህላዊ መጋየፂ እናተብሃሉ ዝፅዋዑ ሓደ እንትኸውን፤ አብ እዝንኻጨዝግበር ኸ እንታይ እናተብሃለ ዝፅዋዕ ዓይነት መጋየፂ እዩ?

እዝ ንሬኦ ዘለና ኻብቶም ኣኅመልትን ፍራምር ኣተሃሉ ጽውዑ ሓዲ ኾይኑ ባጳይ ናታሃለ ዝጽዋዕ ዓይነት ፍረአና ን ዘለና።

እዚ ኣብዚ ምስሊ ንርእዮ ዘለና ካፍቶም ዓይነታት ዘራእቲ ኮይኑ እዚ ድማ ሸዊት ዓተርባሕሪ እንዳተባህለ ዝፅዋዕ ኣብ መስከረም ከባቢ ኣብ ገጠራማ ከባቢታት ዝሽውት እዩ ማለት እዩ።

እዚ ኣብዚ ምስሊ ንሪኦ ዘለና ብፖለቲካ ምኽንያት ብዂናት ዝዓነወ ገዛ ኢና እናረኣና ንርከብ፡፡ እዚ ገዛ እዚ ያው ፈራሪሱ ኣሎ ብከቢድ መሳርሒ፡፡

እዚ እንሪኦ ዘለና ምስሊ ኣባጊዕ እናተባህላ ዝፅውዓ ኣብ ዝኾነ ሰውሒ ንምግቢ እንትበልዓ ወይ ከዓ ተኣኪበን እንከለዋ ኢና ንሪአን ዘለና እዚአን ኣባጊዕ ይበሃላ ማለት እዩ።

ሕዚ ናራናይንርከብ ኣብ ከም ኣስም ዝርከብ ካብቶም ጥንታዊ ሕንጻታት ናይ ቀደም ገዛ ዝበሃል ኮይኑ ኣብ ኣስም ፂአን ኣካብ ዘርከብ ዓይነት ሕንጻ እዩ።

ሕዚ እናራናይ ንልቀ ኸፍቶም ኣይነታት ስፖርት ሓደ ኾይኑ ዳማ እናተበሃለ ዝጽዋዕ ዓይነት ጨወታእዮም ናተጨዋቱ ዘርከቡ ብ ቆርኪ ናይ ቢራ ወይ ከዓ ናይ ለሥላሳ ጌርካ ዝጭወጥ ጨወታ እዩ።

እዞም ኣብ ምስሊ እንሪኦም ዘለና ኣቦ ኣባ ጥዑመ ልሳን ዝባሃሉ ኮይኖም ናይ ኣመንቲ እምነት ካታሊካዊት ቤተክርስትያን ዋና ሓላፊ ኣባ እዮብ ዝባሃሉ ማለት እዩ፡፡

እዚ ምስሊ እንሪኦ ዘለና ተማሃሮ ናይ ፕሪፓራቶሪ ፈተና እንዳወሰዱ ከምዘለዉ እዩ ዘመልክት፡፡ ናይ 12 ክፍሊ ፈተና እናወሰዱ ከም ዘለዉ ዘርእየና ዘሎ እዚ ምስሊ፡፡

ሕዙ እነርኣነዮ ንርከብ ዓይነት እፅዋት ሞሞና እንናተብሃለ ዝፀዋዕ ዓይነት እፅዋት ንትኸዉን ኣብ ቖላማ ከባቢታት ዝወቕል ኣይነት እጽዋቲ ንጽላል ይጠቕመና::

ካፍቶም ናይ በረኻ ዓይነት እንስሳ ሓደ እንትኸውን፣ ካፍቶም ነፈርቲ ዝኮኑ ዓይነት እንስሳ ዋሪ እናተብሃለ ዝፅዋዕ ዓይነት እንስሳ ኢና ንሪኢ ዘለና፡፡

እዚ እናረአናዮ ዘለና ካብቶም ዓይነታት ሙዚቃ ኣፃውታ ሓደ እዩ፡፡ ብፍላይ ከዓ ኣብ ከባቢ ዞባ ማእከል ኩዳ ወይ ከዓ ኮሊልካ ዝስዕሳዕ ዓይነት ሙዚቃ እዩ፡፡

እዞም እንሪኦም ዘለና ኣሕዋትና ብናይ ፓለቲካ ምኽንያት ኻብ ገዝኦም ተፈናቂሎም ሰደት እንትኸዱ ዘርእየና ምስሊ ኢና እናተዓዘብና ንርከብ።

ካፍቶም ዓይነታት እፁዋት ንእንስሳ ንመግብነት ዘዉዕሉ ሓደ ዘንር ዘለና ሸዊት ሓጋይ ናታ ዋደ ዘፅዋዕ ኣይነት ጽዋት እዩ ንኸ ዓዕፃል ዘበላ ፍሩ እዩ ዶመጠጠም ብጠዓመ ጠባሚን።

እዞም ሕዚ እንርእዮም ዘለና መሳርሒ ሙዚቃ ኣብ ቅድስቲ ቤተ ክርስትያን ኦርቶዶክስ ተዋህዶ ንመዝሙር ንሙዚቃ ዘገልግሉ ኣይነት መሳርሒ እንትኾኑ ኣሽማቶም እንታይ እንታይ እንዳተባሃለ ይፅዋዕ?

እዚ ኣብዚ ምስሊ እንሪኦ ዘለና ካብቶም ናይ ደቂ ኣንስትዮ መጋየፅታት ሓደ ኮይኑ እዚ መጋየፂ ድማ ኩትሻ እናተባሃለ ዝፅዋዕ ዓይነት መጋየፂ እዩ፡፡

ሕዚ እናርኣና ያ ንርከብ ካፍቶም ኣብ ትግራይ ብትግርኛ ቋንቋ ብበህላዊ መልክዕ ሙዚቃ ዘቑሩቡ ሓደ ዝኾነ ኣርቲስት ኢና እናርኣና እንርከብ

ካብቶም ኣብ ትግራይ ኣለዉ ዝበሃሉ መዓኸናት ዘይናወ ዘይናኣውታር ኢልናንጽዋም ሓደ ዝኾነ ትግራይ ተለብዜን ብዛዕባ ተወፀሓነት ስሚንቶ ናይ ሰዓት እንዳኀለፈ ፈረቓን ዘይና እንዳ እንዳኀለ

እዛ ንርእያ ዘለና መጉዓዚያ ድማ ብናፍጣ ትሰርሕ መጉዓዚያ ኮይና ናይ ምድሪ ተሽከርካሪት እናበልና ንፅውዓ መጉዓዚያ ማለት እዩ።

ኣብ ትግራይ ካብቶም ኣለዉ ዝበሃሉ ዜና ኣውታር ወይ ድምጽ ሓፋሽ ዝመሓላለፍ ዜና ትግራይ ቴሌብዥን እናተብሃለ ጥዋዕ ብኣማርኛ ቛንቋ ዘኅልፎ የኣፈርናዉሃ ጥበቓ ዝብል ዓይነት ዜና ነርከብ።

ኣብ ትግራይ ካብ ዘሎ ጶሎቲካዊ ጳርቲታተሓለ ዝኾን ዞም ንርዮም ዘለለናይ ሕዉኃት ኣዋል ጶሎቲካ ጳርቲ እንትኾኑ ኣብ ኣኽያዋ እንከሎዉ ኢና ንርኢ ዘለነ።

ሕዚ እናራኣናይ እንርከብ ካብቶም ሠራሕቲ ዕንፀይትንጣውላን ናተዋሉ ጽወዑ ኣይነት ዓራት ናተዋለ ዝፅዋዕ ንመደቀስ ዘጠቅም ኣይነት ንብረት ኢና ንርኢ ዘልና::

ኣብ ት ግራይ ካፍቶም መሠረተ ሥልጣነና ተሃለ ቲ ጽዋዐሎ ሓደ ዝኾነ ቕድሚ ግዛኣት መንግሥቲ ኣኽስም ቅድሚ ዝነረ የሓና ተሃለት ጥዋዕ ኣካዊ ኽዓድዋ ፂልካት ዘርካብ ዓይነት ቦታ ኢነነርአና ንርከብ::

እዚ እንሪኦ ዘለና አብ በቅሊ ተሰቂሉ ዘሎ ወዲ እዛ ፖለቲካ እናገለፀ እንትኸውን ናይ መን አርማ ወይ ናይ መን መግለፂ ዓይነት ባንዴራ እዩ ሒዙ ዝንእዮ?

ሕዚ ናርዓናዮም ንርከብ ኣብቲ ግራይ ካፍቶም ዓይነታት ሕጊ ኣኸበርቲ ናተዋዶ ጽዋሕደ ዝኾነ ፍልኃይሊ ብሓባር ታኣኪዮም ደእንቲ ጨዋት ኢና እናርአና ንርከብ።

ሕዚ ናራንየን ርከ ብሃይማኖት እምነት ክርትና ኣመንቲ ኦርተዶክዝተውሃዶ ቕዱሴቲተ ክርስቲያን ጥንቈትና ተውሃለ ሠርዓትና ካይድዮም ዝርከ ዝዝርክወሉ ቦታ ድማ ኣብካ ኣኽስም ዝርከ ቦታ እዩ ዝንየ።

ሕዚ ነራኣናይ ንርካባ ትግራይ ካፍቶም ኣጐጠራ መኽዊታት መሓረሰም ስድራን ብሓደ ኸውቦም ምግ እንትወልዑ መእድንዳተውሃለ ጽዋዓ ዓይነት ኣሠራርሓ ኢና።

እዙ ንርያት ዘለና ካብቶም ልሱልሳት መስተ ዓይነታት መስተ ሓዲ ኾይኑ ካብ ኣትክልቲ ንፍራምረን ዘርከብ ዓይነት መስተ ጽምመቖ ናተብሃለ ዝፅዋዕ ዓይነት መስተ ኢና ንርኢ ዘለና።

እዙ እንርዮ ዘለና ካብቶም ኣይነታት እጽዋት ሓደ እንቲኾን ሽሙ ኻዓ ኣርቃይ እናተብሃለ ዝጽዋዕ ኣይነት እጽዋት ኣብ ወሰን ሩባ ዝወቈል ኣይነት እጽዋትና እነረአና ንርከብ።

ሕዚ እናርኣናይ ንርከብ ሕሪሻን ግሩና እንተሆን ከብቲ ብመስኖ ዝለምዑ ዓይነታት ኣትክልቲ ኢና እናርአናንርከብ ማንጐሥት በሃል ዓይነታት ዝርአት ኢና ብመስኖ ለሚዕንዳሃለ ንሪኢዘለ።

ሕዚ ናራናያ ንርከ ባንዲራ ወይ መለለይ ናይ ቅድስቲ ቤተ ክርስቲያን ወርተለክተሃዶ ቅድስ ቤተ ክርስቲያን መለለይ ባንዴራ ወይቃ ኣርማኢና እንርከብ ::

ኣብዚይ ምስሊ እዙይ እንሪእዮም ዘለና ዓይነታት መስተታት እንትኮኑ ካብቶም መስተረታት ኣልኮላዊ መስተ ባዓል ኣረቂ ፤ጉደር ባዓል ስፖርቤር እናተባህሉ ዝፅውዑ ኣልኮላት መስተ ኢና ንሪኢ ንርከብ።

እዛ እንርያ ዘለና ጓልንስተይቲ ብዘመናዊ መልክዕ ዝተሰፈ ሽፈን ቖንኖ ተቖኒና ንእና ንርኢ ዘለና።

እዚ እንሪኦ ዘለና ዓይነት ናይ ገዛን በረኻን እንስሳ እንትኸውን መዓር ዝተባሃለ ንወዲ ሰብ ጠቓሚ ዝኾነ ንምግብነት ዝውዕል ዝቐርብ ዓይነት እንስሳ እንትኸውን ሹሙ ከዓ እንታይ እናተባሃለ ይፅዋዕ?

ናራናዮ ንርከብ ካብቶም ናይ ዝኾነ ሥራሕ መፋለጢ እናተዋለት ጽዋዕ መሸጥ መዋይልን ኣሰሰርን ጅጅ እናተዋለት ጽዋዕ ናይኃደትካል መፋለጢ ተለጢፉ ኢና ንርኢ ዘለና።

እዙ እንርዮ ዘለና ባንዴራ ወይቃ መፋለጠኣርማ ነይ ሓደ እትካል እንትኾም ናይ ባንኪ ኣዋሽ ባንዴራ እና እናራእና ን ድርከብ።

ሕዚ እናርኣናይ ንርከብ ካብቶም ናይ ገዛ ቕሑት ሓደ ዝኾነ ወንበር እንዳተዋለ ዘጽው ዓይነት ናይ ገዛ አቝሕትኢና እንሪዘልና ጥቕሙካ ከፍ መበሊ ንሥዋት ከፍ መበል ይጠቅም

እዚ እንራኦ ዘለና ናይ ህፃውንቲ ትምህርት ቤት ኾይኑ መውዓሊ ህፃናት እናተብሃለ ይፅዋዕ። እዞም ህፃናት ድማ እናተፃወቱ እዮም ዝርከቡ ማለት እዩ።

እዚ ኣብ ምስሊ እንሪኦ ዘለና ናይ ኤርትራ ቴሌቭዥን ኮይኑ ብ ብናይ ኤርትራ ዝፈነው ቴሌብቭዥን ንርኢ ኣለና ኣብዚ ምስሊ ማለት እዩ፡፡

እዝ እንርዮት ዘለና ናይ ሓደት ካል መፋለጢ ባንድይራወይ ከዓ ኣርሚ ኢና እንዳራናንልከብ እዝ እንርዮ ዘለና ኣርማኻ ናይ ኣዋሽ ባንኪ መፋለጥ ኣርሚ ኣይና እንርእኢ ዘለ።

እዚ እዚ እንሪኦ ዘለና አብ ሃይማኖት አርቶዶክስ ተዋህዶ ቅድስት ቤተ ክርስትያን እናተነበበ ብዝሕ ዓመት ዘገልግለ ዝገበረ ዓይነት መፅሓፍ እንትኸውን እቲ መፅሓፍ ካብ ምንታይ ይስራሕ ወይ ከዓ እንታይ እናተባህለ ይፅዋዕ?

እዚ ኣብ ምስሊ እንሪኦ ዘለና ዓይነት ፍረ ማንጎ እንዳተባሃለ ዝፅዋዕ ፍረ ኮይኑ ብመስኖ ገይርካ ዝለምዕ ዓይነት ተክሊ ወይ ከዓ እፅዋት እዩ ክንብል ንክእል፡፡

ኣብ ምስሊ እንሪኦ ዘለና ዜናታት ብትግራይ ተሌቭዥን ዝሓለፈ ዜና ናይ ቀትሪ ሰዓት 6፡00 ጥቅመቲ 01/2017 ዝሓለፈ ዜና ኢና ንርኢ ዘለና፡፡ እዚ ዜና ድማ ሓገዝ መንግስቲ እንግለዝ እዩ ዝብል ዘሎ ማለት እዩ፡፡

ሕዚ እነራና ንርከብ ካብቶም ኣብ ትግራይ ኣለዉ ዘበሃሉ ዓይነታት መኽወርቲ ሓደ እንትተዉን ፈሉኃይሊ እናተባለ ጽዉዑ ዓይነት መኽወርቲ ሓደ ኻኣቶም እናእነራና።

እዚ ኣብ ምስሊ እንሪኦ ዘለና መስቀል እዛ ሓፍትና መስቀል እናተሳለመት ናይ ሃይማኖት ክርስትና መስቀል እናተሳለመት ኢና ንርኢ ዘለና ማለት እዩ፡፡

እዙ ንርዮ ዘለና ታሪኻዊ ቦታ ኣብ ኣክሱም ካባቢኣን ዝርከብ ታሪኻዊ ቦታ ኾይኑ ኣብ ውሽጡ ኸዓ መቓብራት ዝሓዚ ዓይነት ታሪኻዊ ቦታ እዩ።

እዙ እንርእዮ ዘለና ካፍቶም ምሠር ታዊ ጕልጓለት ነወድ ሰብ እናተዋል ጽዋዕ ሓደ ኢንዱስትሪ ናተዋለ ጽዋዐ ናይ ዝኾነ ፋውሪካ ቢሮ እና እናራአና እንድርከብ

Aaaaa bbbbb ccccc dddd

እዛ ሕዚ ንሪኣ ዘለና ናይ ገዛ እንስሳ እንትትከውን ንምግብነት ወይከዓ ንብልዒ እንጥቀመላ ዓይነት እንስሳ እያ፡፡ እንታይ እንዳተባህለት ሽማ ትፅዋዕ?

ኣርማ ወይ ከዓ ማሕታም ፓሊስ ትግራይ እዩ።

እዚ ጥበብን ባህሊን ኣብ ገጠርማ ኣከባቢታት ብሓባር ኮይንካ ኣብ ማኣዲ ብጭው በልዒና ድሕርኡ ካዓ ሰፍታት ከም መጋየፀ ንጥቀመሎም ዓይነት ጥበበኛ

እዛ መፅሓፍ እንሪኣ ዘለና ትግራይ ሎሚኸ ናበይ ትብል ማለት እዩ። ብ መሓሪ ዮውሃንስ ገብሩ ብ ክልተሸሕን ዓሰርተ ሓደን ዝተፅሓፈት መፅሓፍ ኾይና ብዛዕባ ትግራይ ናይ ቀደም እና ናይ ሎሚ እያ ትሕብር ማለት እዩ።

ኣብቲ ግራይ ካፍቶም ንወዲ ሰብ ኣድለይቲ ዝበሃሉ ሓደ ዝኾነ መሠረተ ልማዓት ኣብ ገጸራማካዊ ዝከህድ ብኣውዕር ጌርካ ዘኅረስ ሰብይንድዮዘለ ሕሪሻ እናካይደ ይዘርከ ብባህላዊ መልካ።

እዚ ምስሊ ዘርእየና ዘሎ ተምሃሮ ኣብ ቤተ ትምህርቲ ኮይኖም ትምርቶም እንዳተካታተሉ ዘርኢ ዓይነት ምስሊ እናራኣና ንርከብ::

እዞም ንሪኦም ዘለና ሰባት ብዘመናዊ መልክዕ ዝተሓረሰ ዓይነት ሕርሻ እናተኸናኸኑ ወይ ከዓ እናኾስኮሱ እንከለዉ ዘርኢ ምስሊ ኢና እናርኣና ንርከብ፡፡

ሕዚ እናርኣናዩ ንድርከብ ዓይነት እፅዋት ካፍቶም ዓሾኽቲ ዕሸኻት ዝኾኑ ዓይነት ጽዋት ና እነርኣና ንርከብ ።ሹሙ ኸዓ ጋባናታሃል እጥዋእ ፍርዩ ንመግነት ዝውዕል ዓይነት እፅዋትኢ እዩ።

እዚ ኣብ ምስሊ እንሪኦ ዘለና ዓይነት እንስሳ ናይ በረካእንስሳ ኮይኑ ተመን ወይ ከዓ ኣራዊት እናተባሃለ ዝፅዋዕ መርዛማ ዝኮነ ዓይነት ናይ እንስሳ ናይ በረካ እዩ፡፡ እንተ ነኪስካ ክሳብ ሞት ዘብፅሕ መርዚ ኣለዎ እዩ፡፡

ሕዚ እናረኣናይ ዘለና ዓይነት ሥራሕ ብርክት ዘለ ዓይነት ሥራሕ እናረኣና እንርከለና ቤትሚጊ ናይ ክዳውንቱ መሸጢ ናይ ሥርሓቲ ኤለትሮኒክስ ጽና ዓይነት ዝኣመሰሰሉ ሥራሓቲ ንርኢ ኣለና።

ኣብ ትግራይ ካፍቶም ኣለዉ ዝበሃሉ መኣኸናት ዜና ወይ ኸዓ ዜና ኣውታር ሓደ ዝኾነ ድምፂ ወያነ ቴሌቪዥን እናተበሃለ ዝፅዋዕ ዜና ኣውታር መልእኽቲ ናይ ብጹእ ሊባኖስ ብ ዘይኑኡ መልክዕ እናሓለፈ እዩ ዝርከብ።

እዚ እንሪኦ ዘለና ዜና ኣውታር ብናይ ኣብ ትግራይ ካብ ዝርከባ ማዕኸናት ዜና ሓደ እንትኸዉን ብዛዕባ ምቁፅፃር ዘይሕጋዊ ስደተኛታት ብዜና ዝሓልፍ ዘሎ ብናይ ምንታይ ዜና ኣውታር እዩ?

እዚ ኣብ ምስሊ እንሪኦ ዘለና ፀጥታ መክበሪ ናይ ትግራይ ኮይኑ፣ ወይ ክዓ ፍሉይ ሓይሊ እናተባሃሉ ዝፅዋዕ ፀጥታ መክበሪ እዩ፡፡

እዚ ንሪኦ ዘለና ካብቶም ንወድስብ ጠቀምቲ ዝኮኑ ዓይነታት መሳሪሒ እንትከውን ንጥቀመሉ ድማ ንክዳውንቲ መንፅሂ ወይ ከዓ መሕፀቢ ንጥቀመሉ ሽሙ እንታይ እናተባህለ ይፅዋዕ?

እዚ ኣብዚ ምስሊ ንርኦ ዘለና ካብቶም ናይ ቀደም መራሕቲ ናይ ትግራይ ዝነበሩ ሃፀይ ዮውሐንስ ራብዓይ እንዳተባሃሉ ዝፅዋዕ ጅግና መራሒ እዩ ነይሩ።

እዙ እንድዘለናኻፍቶም ናይ ገዛ ቕሑት ናታዋል ጽውዑ ንኣ ሓደኾይኑ ዘገልግለና ኸዓ እንጀራ ንመቕረዊ ንመብልዕ መግዩ ንጥቆምሉ ዒይነት ኣቕሓዩ።

እዚ አብ ምስሊ እንሪኦ ዘለና ፍረ ፃዕዳ ሽጉርቲ እናተባህለ ዝፀዋዕ ፍረ ኮይኑ ካብቶም ን ባህላዊ መድሓኒታት ዘገልግሉ ዓይነታት ፍረ ሓደ እዩ ማለት እዩ፡፡